እፅዋት እንብሎም ገረብ ወይ ኸዓ ዱር ማለት እዪ። እዞም እፅዋት እዚኦም ብምንክብኻብ ፣ ብሓለዋ፣ ብርሰት ንከይካየደሎም ዝገረቡ እዮም እዚኦም ። ኢዚኦም ከዓ ከምኡ ንገብሮም ዘለና ንምንታይ ይጠቅሙና ከይዲ ሞብሕጓግ ሓመድ ኸይካየደሎም ንምክልኻል እዩ።

ሃይማኖት ማለት ኣብ ውሽጡ ዝተፈላለዩ ሃይማኖት ኣለው። ስለዚ እቲ ንስኻ እትኽተሎ ሃይማኖት ኣብ ውሽጢ ይጥርነፍ ማለት እዪ።

ፋሽን እንብሎም ብብዙሕ ነገር ኢና ንገልፆ ብዙሕ ነገር ይግለፅ እዩ፡፡ ካብ ሓደሽቲ ሙዚቃኛታት ፋሽን እንተመፅኡ ፣ ካብ ክዳውንቲ ፣ ካብ ጫማታት ፋሽን እንብሎስ ካብ ፀጉርካ እውን ካብ ሕብረተሰብ ዝስተኻኸሎ ቅርፂ ውፅእ ዝበለ እንተተስተኻኺልካ እዚኣ እንታይ እያ ሓዳሽ ፋሽን ወይ ሓዳሽ እንተተስተካኪሉ እዩ ፡፡